ዜና እዋናውን ሓደሽትን ሓበሬታታት እንረኽበሉ ዘርፊ እዩ። ዜና ናይ ሓንቲ ዓዲ እዋናዊ ኹነታትን ህዝባን በመልክዕ ፀብፃብ ዝቀርብ ኾይኑ ሕብረተሰብ ድማ ሓቤረታ ንምርካብ ይጥቀመሉ።

ጥበብን ባህልን መግለፂ ዐበየትን ስልጣነን ደቂሰባት እዩ ጥንታውያን ሰባት ባህሎም ብጥበብን ኣብሎም ኣብ ሕሉፍ እዋናት ዝገብርዎ ዝነበሩ ስራሕቲይ ነቲይ ናይ ከዚ ማሕበረሰብ ሰባት መግለፂ ይጥቀሙሎም።

ቤት ምግብን መስተን ዝተፈላለዩ ዓይነታት ምግብን መስተን ዝሽየጠሉ ቦታ እዩ ፤ደቂ ሰባት ዕለታዊ ናብርኦም ንምድፋእ ወይ ድማ ንምምራሕ ዝተፈላለዩ ቤት ምግብን መስተን ይኸፍቱ።

መጋየፂ መመላኪዒ ደቂ ሰባት ኮይኑ ኣብ ዝተፈላለዩ ክፋለ ሰውነት ይጥቀምሉ፡፡ መጋየፂ ንደቂ ሰባት ከም ግርማ ሞጎስ ተወሳኪ ፅባቐ ንምሃብ የደግፍ፡፡